ያው እዚ ምስሊ እንሪኦ ዘለና ናይ በረካ እንስሳ ኮይኑ ኣንበጣ ብምባል ዝፍለጥ እንስሳ እዩ ማለት እዩ፡፡

ያው ዚ ምስሊ እዙይ ዘርእየና ዘሎ ምስ ስድራ ተሰብሲቦም እናበልዑ ዘርኢ ምስሊ እዪ ማለት እዩ።

ያው እዚ ምስሊ ለሪኤናሎ ናይ ሓሪሻን ግብርና ለርኢ ምስል እዩ ማለት እየ፡፡

ያው ዝ ምስለ ዘርእሎ ናይ ምምሃር ምስትምሃር ለርእይ ምስል ይኾይኑ ብራክቦርድ ማለት እዩ

እዚ ምስሊ እዚ ኸም ዘርእየና ዘሎ ናይ ቤተክርስትያን ጉልላት ናይ ፀናፅል መቀመጢ እዩ።

ያው እዚ ምስሊ እዙይ እንሪኦ ዘለና ካብ ነሃስ ዝተሰርሐ ናይ ኦሮቶዶክስ ተዋህዶ መስቀል እዩ ማለት እዩ።

እብ ዝምስሊ እዘየ ለሬናሎ ናይ ሕርሻ ምስሊ ለሬና ኣሎ፣ ማለት ሕድሻን ግብርናን ለሬ ምስ ለዩ ማለት

እዚ ምስሊ ኸምሪአይናሎ ናይ ተምቤን ባህላዊ ስዕሲዒት እዩ። ኣብ በዓል ኣሸንዳ ዝኽበር ኣከባብራ ሳዕሲዒት ማለት እዩ።

ያው ሃምሊ ርኢለናይ ዝምስሊ ዝለሬናለ ናይ ስጶርት ለርኢ ምስል እዩ ማለቲ።

ኣብ ምስሊ እንሪኦ ዘለና ኣብ ትምህርቲ ናይ ወንቧራት ፣ ጠረቤዛ ዘርኢ ምሦሊ እዩ።

እዚ ምስሊ ዘርእየና ዘሎ ወርቂ ሞሶብ ይባሃል፡፡ ወርቅ መሶብ ማለት ብትግርኛ ባህላዊ ናይ ምግቢ መቐረቢ ማለት እዩ ፡፡ ብክሪን እድንን ዝተሰርሐ እዩ ማለት እዩ፡፡

እዚ ምስሊ እዚ ዝረእየና ዘሎ ናይ ገዛን በረኻን እንስሳ ኾይኑ ናይ በረኻን እንስሳ ዒፍ ብምባል ንፈልጣ እንስሳ እዩ ዘርእየና ዘሎ ማለት እዩ።

ያው ዝምስለ እዙይ ለሬና ሎ ናይ ቤት ብልዕን መስተን ላርኢ ምስልእዩ።

ያው እዚ ምስሊ እዚ ከም ዘርእየና ዘሎ ናይ ትግራይ ባህለዊ ኣከዳድና ጥልፊ ብምባል ዝፍለጥ ናይ ባህላዊ ኣከዳድና ክዳን እዩ ማለት እዩ፡፡

ያው ብዝ ምስለ ዘሬናሎ ዒደጋን መታይደዳግን ለርይ ምስልዩ ማለት እዩ።

ያው እዚ ምስሊ እዚ ከም እትሪእዎ ዘለኹም እንስሳ እዚ እንስሳ ለለ ናይ ገዛ እንስሳ ኮይኑ ከፍቲ ወይ ድማ ላሕሚ እናበልና እንፅውዖ እንስሳታት እዮም ማለት እዩ፡፡

ያው ኣብዚ ምስሊ ሀምዚ ዘርእየና ዘሎ ጓልይ ወዲን ኾይኖም ማለት እዩ ።ብተኽሊል ተመርዕዎም አአ ናይ መርዐዖሞ ቤተክርስትያን ምስቲ ምዃኑ ቁርባን ናይ ተዋህዶ ቁርባን የርእየና ማለት እዩ።

ያው አዚ ምስሊ እዚ ዘርእየና ዘሎ ኮብራ መኪና የርእየና ኣሎ። እዚ መኪና እዚ ናይ ወታደራት መኪና ማለት እዩ ለርእየና ሎ ።

እዚ ምስሊ ዘርእየና ዘሎ ናይ ጣውላ ኣቁሑ ኮይኑ ናይ ገዛን ናይ ቢሮን ኣቁሑ ዝኮን እዩ፡፡ እዚ ዘርእየና ዘሎ ናይ ቢሮታት ኣቁሑት ዘርኢ ምስሊ እዩ፡፡